እቲ እትርይዎ ዘለኹም ሰባት ንምዝነጋዕን ኣካላዊ ጥንካርን ንኸምፅኡ ዝጫወትዎ ጸወታ እዩ፡፡ ብብዙሕ ሰብ ድማ ተፈታውነት ዘለዎ እዩ፡፡ እቲ ዓይነት ፀወታ ታይ እዩ?

እዙይ እትርእይዎ ዘለኹም ተፈላጣይን ተፈታዋይን ስነ-ጥበባዊ ብዙሕ ዓመታት ብሙዚቃ ዓለም ዘገልገለ እንተኾን ስሙ ድማ ዑስማን ዓብደልራሕሚን ይበሃል።

እቱይ እትርእይዎ ዘለኩም ዓይነት መፅሓፍ ኣንቢብካ ዘይምኖ ብቡዝሕ ዝፍተ ዓይነት መፅሓፍ እዩ። ብክንደይ ዓ/ም ተፃሕፉ?

እቲ ትሪእይዎ ዘለኹም መፅሓፍ ብዛዕባ ናጋና ክንሓስብ ክንማሃርን ብዛዕባ ዓላማና ክንፈልጥ ዝገብረና መፅሓፍ እዩ፡፡ ስም ናይዚ መፅሓፍ እንታይ ይባሃል?

እቲ ትርእይዎ ዘለኩም መሕፀቢ ፀጉሪ ሳሙና ፀጉርና ጥዕንኡ ተሓልዩ ክነውሕ ዝገብር ምህርቲ እዩ። ኣብ ምንታይ ተመሪቱ?

ኣብቲ ምስሊ እትሪኢዎ ዘለኹም መፋለጢ ምስሊ አብ ምንታይ ክብረ በዓል ዝተዛጋጀወ እዩ?